ኣብ ብኽቢ ቅርፂ ዝተሃነፀን ብዓድ ዝማዕረገን ቤተ ክርስቲያን ፃዕዳ ክዳን ዝተኸደኑ ምእመናን ብብዝሒ ከቢበሞ ይርአዩ ኣለዉ፡፡ እዚ ትርኢት እንታይ የመልክተና?

እዚ ሓደ ሰበይቲ ኣብ ንጹር ጽርግያ ደው ኢሉ ክኸይድ ይርአ። ጻዕዳ ስኒከር ገይራ ኣላ። ፍኹስ ዝበለ ብጫ ካምቻ ተኸዲኑ ኣሎ። እቲ መሬት ተሪርን ብቐሊል ቀለም ዝተሸፈነን እዩ።

እዚ ኣምባሻ ባህላዊ ዓይነት ምግቢ እንትኮን መብዛሕትኡ ግዜ ኣብ እዋን በዓላትን መርዓን ፍሉይ በዓላትን የገልግል ብፍላይ ኣብ ትግራይን ኤርትራን ህቡብ እኳ እንተ ኮነ ኣብ ብዙሕ ዞባታት ግን ባህ ይብሎ እዩ።

እቶም ቀንዲ ፍርያት ቀጠልያ ቺሊ (ካርያ)ን ለሚንን (ወይ ካልኦት ፍረታት ሲትረስ) እዮም። እቶም ምራቕ ብዓበይቲ ዕስለታት ኮይኖም፡ መብዛሕትኦም ቀጠልያ ኮይኖም፡ ውሑዳት ቀያሕቲ እዮም። ኣየኖት ባህላዊ መግብታት እዮም ኣብ ኣሰራርሓኦም ቀጠልያ ቺሊ (ካርያ)ን ለሚንን ዝጥቀሙ?

እቲ ትርኢት ሰፊሕ ተፈጥሮኣዊ መልክዓ ምድሪ ኮይኑ፡ ጎላጉል/ኣኽራናዊ ከባቢታት፡ ኣግራብ፡ ደረቕ ቁጥቋጥን ሰማይን ይርአ። እዚ ቦታ ኣበይ ይርከብ ይመስል ትብሉ?

እዚ ኣባላት ፖሊስ ኣብ ጽርግያ ኣብ መስርዕ ደው ኢሎም፡ ሰማያዊ ዩኒፎርም ተኸዲኖም፡ ኣጽዋር ኣብ ኢዶም ሒዞም ኣለዉ። ኣብ ድሕሪት ብዙሕ ህዝቢ ተኣኪቡ ይርአ፡ እቲ ከባቢ ብኣግራብን ህንጻታትን ዝተሸፈነ'ዩ።

ካብ ጐማ ዝተሰርሑ ናይ ጨጉሪ መእሰርታትን መመላዕን ዝገበረት ጓል ኣነስተይቲ ትርአ ኣላ፡፡ እዚ ደቂ ኣነስትዮ ንምምልላዕ ንዝህብኦ ትኹረት ከምልክት ይእኽእል እዩ፡፡

እዚ ዝተፈላለየ ዓይነት ሳእኒ መብዛሕትኡ ግዜ ናይ ደቂ ኣንስትዮ ጫማ ከምኡውን ፈኲስ ጫማ ዘርኢ ድኳን እዩ። ብዕንጨይቲ ዝተሰርሐ ሳፁናት ኣብ ዝተሽፈነ ሰማያዊ ቸንዳ ተዘሪጊሑ ኣሎ።

እዚ ነብሪ ኣብ ግዳም ኣብ ተፈጥሮኣዊ ሃዋህው ደው ኢሉ ኸም ዘሎ የርኢ። ፀሊም ጽጌረዳ ዝመስል ነጠብጣብ ጭዋዳታት ዘለዎ ነዊሕ ጭራ ዘለዎ ልሙድ ወርቃዊ ካቦት ኣለዎ። እቲ ኣብ ከባቢኡ ዘሎ ቦታ ጫካ ዝመልአ ኸባቢ እዩ።

ኣብ ማእኸል ዓብዪ ሓወልቲ እምኒ ኣሎ፣ እዚ ታሪኻዊ ሓወልቲ ኣኽሱም እዩ። ተወቂዑ ናብ መሬት ተጨፍሊቑ ኣሎ። ኣብቲ ሓወልቲ ብጥንታዊ ቅዲ ዝተቐርጸ ክፋል ኣሎ፡ እዚ ድማ መስኮትን መደርደሪን ዝመስል እዩ። ኣብቲ ከባቢ ቀጠልያ ሳዕርን መንደቕ እምንን ይርአ።

ፕሮፌሰር ብርሃኑ ኣብዚ ሕዚ እዋን ሚኒስትር ትምህርቲ ኢትዮጵያ ኮይኖም የገልግሉ ኣለው፤ መስራትን መራሒን ውድብ (እዘማ) እዩ። መራሒ ጸረ መንግስቲ ዓመጽቲ ጉጅለ ጊንቦት 7 ኮይኑ ንነዊሕ እዋን ዝጸንሓሉ ቀንዲ ምኽንያት እንታይ ነይሩ?

ኣብዚ ሓደ ውሽጣዊ ኣዳራሽ ዝተዳለወ መድረኽ ኣሎ። ዝተፈላለየ ኣከዳድና ዝተኸድኑ ሰባት ኣብ መድረኽ ደው ኢሎም ይረኣዩ። እቲ ሓደ ነዊሕ ጸሊም ልብስን ጻዕዳ ክዳንን ተኸዲኑ፡ኢድ ናይ ሓደ ኣብ መሬት ኮፍ ኢሉ ዘሎ ሰብ ሒዙ ንላዕሊ የልዕሎ።

እዚ ዓብይ ህንፃ ዙርይኡ ሙሉእ ዝተፈላለዩ መፋለጥታት ተጠቂዖሙሉ ኣለዉ፡፡ ከምዚ ዓይነት ኩነታት ኣብቲ ፅባቐ እቲ ህንፃ ኣሉታዊ ፅዕንቶ ክህልዎ ይኽእል ዶ?

እዚ ኣብ ሓደ ጠረጴዛ ኮፍ ኢሉ፡ ጸባ ወይ ኣባዕከ ዝመልአ ዓቢ ፕላስቲክ ጀክ ይረአ ኣሎ፡ ኣብ ጎድኑ ድማ ብርጭቆ መሊኡ ኣሎ።

ካብቶም ኣብ ሃገርና ዝፍለጡ ዘመናዊ መስተታት እቲ ሓደ ዳሽን ቢራ ምኻኑ እዩ ዘርኤና እቲ ኣብላዓሊ ዘሎ ምስሊ። እዚ ዓይነት መስተ እውን ፅቡቅ እዩ።

እዚ ሰባት ኣብ ጥቓ ተፈጥሮኣዊ ውዑይ ዓይኒ ማይ ወይ ጂኦተርማል ዝብሃል ቦታ ካብ መሬት ሃፋ ኺወጽእ ከሎ የርኢ። እዚ ኸኣ ከም ዝፈልሕ ዓይኒ ማይ ውዑይ ጭቃ ወይ ሃፋ ዝፈስስ መትረብ ዝኣመሰለ ጂኦተርማል ይዕዘቡ አለዎ።

እዚ ከባቢ ናይ ኣኽሱም ፅዮን ማርያም ምብራቓዊ መጐራበቲ እዩ፡፡ ኣብኡ ነዊሕ ኣብ ከይዲ ህንፀት ዘሎ ሙዝየም ይርአ፡፡ እዚ ሙዝየም ግዝፈቱ ብሰብ ሞያ ቱሪዝም ቅቡል ከምዘይኮነ ትፈልጡ ዶ?

እዚ ዓቢንጽቡቕ ዲዛይን ዘለዎን ቤተ ክርስቲያን ዘርኢ እዩ። እቲ ናይ ቅድሚት ማዕጾ ብጽኑዕን ትሑት ሕብሪ ዘለዎንዕንጨይቲ ዝተሰርሐ ኮይኑ፡ኣብ ጎድኑ ድማ ብነዋሕትን ሕብራዊ መስኮታትን ተሰሪዑ ኣሎ። ኣብ መሬት ኮፍ መበሊታትን ኣብ ቅድሚ ቤተ ክርስቲያን ደው ኢላ ዘላ ሰበይቲ።

ኣብ ናይ ፅርጊያ ስራሕ ክልተ ሰባት ቦቲ ጫማ ገይሮም ይርአዩ ኣለዉ፡፡ እዞም ሰባት ሄልሜት እውን ገይሮም ኣለዉ፡፡ እቲ ቦትን ሄልሜትን ንምንታይ ይጠቅም?

እዚ ኣፍ ደገ እዚ ሓድሽ ህይወት ኣካዳሚ ዝብሃል ቤት ትምህርቲ እዩ። ዓብዪ ሰማያዊ ማዕጾ ሓጺንኮይኑ ኣብ ልዕሊ እቲ ኣፍ ደገ ብእንግሊዝኛን ትግርኛን ዝተጻሕፈ ሓድሽ ህይወት ኣካዳሚ ዝብል ስም ዝሓዘ የምልክት።

ኣርባዕተ ዓይነት ነዊሕ ኣጽዋር (ጠበንጃ) ኣብ መሬት ብስርዓት ተዘርጊሖም ክረኣዩ ይኽእሉ። ገሊኡ ዕንጨይቲ መትሓዚ ዘለዎ፣ ገሊኡ ድማ ጸሊም ቀለም ዝተለኽየ እዩ። እቲ ሓፈሻዊ ኩነታት እቲ ኣቕሓ ኣብ ትሕቲ መርመራ ወይ መርመራ ከምዘሎ ዘመልክት እዩ።

ከምዚ ዓይነት ጫማ ብፍላይ ኣብ ከባቢ ራያ ባህላዊ ጫማ ልሙድ እዩ። ካብዚ ጫማታት እዚ ገዚእካ ዶ ትፈልጥ ወይስ ብምርኣይ ትሓልፎ?

ቮልቮ ምልክት ዘለዎ ኤክስቫተር ኳዕቲ ማሽን ። ባልዲ ዝተዓጠቓ ከበድቲ ናይ ህንጻ ማሽናት እየን። "ዊል ኤክስካቫተር" ምስ "ክራውለር ኤክስካቫተር" ኣብ ኢንዱስትሪ ህንጻ ክነጻጸር እንከሎ ቀንዲ ብልጫኡ እንታይ እዩ?

ኣብ ዝኾነ በረኻ ዝመስል ከባቢ ብናይ ገጠር ህድሞ ኪነ ህንፃ ዝተሰርሐ ሎጅ ይርአ ኣሎ፡፡ እቲ ሎጅ ንኡሽተያ ዝኔዉ ኣትክልቱ ምስባፅሑ ፍሉይ መልክዕ ክህልዎ እዩ፡፡

እዚ ካብ መስከረም 2015 ጀሚሩ ኣብ ስራሕ ዝጀመረን ፈላማይ ዝኾነ ስርዓት ቀሊል ባቡር ኣዲስ ኣበባ እዩ። ገሊኦም ድማ ኣብ ከም ስልኮም ምጥማት ዝኣመሰሉ ንጥፈታት ተጸሚዶም ይርከቡ። እዚ መስመር ባቡር ንህዝባዊ ኣገልግሎት ክፉት ዝኾነሉ ህሉው ሰዓታት እንታይ ይመስል?

ሓደ ናይ ሃይማኖት ኣቦ ኣብ ርእሶም ዓብዪ እምኒ ተሸኪሞም ይርአዩ ኣለዉ፡፡ እዚ እምኒ በደለኛ እየ ዝብል እንትኸዉን ንኣምላኽ መለመኒ ሜላ እዩ፡፡ እዚ ኣብ ከባቢኹም ይርአ ዶ?

እዚ ፍጹም ዝበሰለ ኣናናስ ምስ ብርጭቆ ብጫ ጽማቝ ዘርኢ እዩ። ኣብ ድሕሪት ድማ ብጽፉፍ ዝተቖርጸ ቁራጽ ኣናናስ ኣብ ጻሕሊ ተዘርጊሑ ኣሎ። እቲ ምስሊ ንጽህናን ጽባቐን ናይቲ ትሮፒካዊ ፍረ ዘመሓላልፍ እዩ።

ሰባት ብብዙሕ ነገራት መንፈሶም ክሕድሱ ይክእሉ እዮም። ካብኣቶም ድማ ብተፈጥራዊ ወሓዝት ማያትን ጎቦታትን ሃይቅታትን ክኾኑ ይኽእሉ እዮም። ስለዚ ተፈጥሮ ክነድንቅ ይግባእ።

እዚ ብኣርማ ባንኪ ኣዋሽ ዝተለጠፈ ቦታ የርኢ። ኣብ ማእከል ድማ “ኣዋሽ ባንክ” ዝብል ጽሑፍ ዝተጻሕፈ ዓቢ ጻዕዳ ባነርን ኣርማ ናይ’ቲ ባንክን ኣሎ። ኣብ ታሕተዋይ የማን ብብጫ ጨርቂ ዝተሸፈነ ጠረጴዛ ኣሎ፣ ዕምባባታት ተዘርጊሑ ኣሎ።

እዚ ፍረ ቡን ከም ክፍሊ ባህላዊ ፅምብል ቡን ኢትዮጵያ ኪኸውን ይኽእል እዩ ።እቲ እተጠብሰ ኣብ ዕንጨይቲ ኣብ ዝተሰርሐ ጭሔሎ እዩ ዝፈስስ መብዛሕትኡ ግዜ ድማ ንመዝሓሊን የገልግል።

እዚ ብመዓልቲ ኣብ ጎደና ከተማ ዝተሳእለ እዩ። ኣብ መንገዲ ትኸይድ ሓንቲ ጻዕዳን ሓምላይን ፈረስ ጥራይ እያ። ፈረስ ድኹም ኮይኑ ይረአ። እዚ ጽርግያ ኮይኑ፡ ብጸጋም ጕንዲ ገረብ ኣሎ። ብድሕሪኡ ቁንጣሮ ሳዕርን ኣትክልትን ኮይኑ፡ ልዕሊኡ ድማ ዝተፈላለዩ ህንጻታት ይረኣዩ።

ናይ ሓንቲ ጓል ኣንስተይቲ ሓዱሽ ቅዲ ቁኖ ጸጉሪ ርእሲ ይረአ ኣሎ። እቲ ናይ ቅድሚት ክፋል ናይቲ ጸጉሪ ብጽፉፍ ዝተቆነነ ክኸውን ከሎ፡ እቲ ድሕሪትን ላዕለዋይ ክፋልን ድማ ድሙቕ ሕብሪ ዘለዎ ቁርጽራጽ ጸጉሪ እዩ።

ኣዝዩ ለምለም ጐቦን ናይ ሕርሻ ገርሁን ይርአዩ ኣለዉ፡፡ ካብዚ ልምላመ ብምብጋስ እቲ እዋን ወቕቱ እንታይ ምዃኑ ክንግምት ንኽእል ዶ ይመስለኩም?

እዚ ሓንቲ ሙዚቀኛ ኣብ መድረኽ ክትፃወት ከላ ክራር ዝብሃል ባህላዊ ናይ ምብራቕ ኣፍሪቃ ሙዚቃ ሒዛ ትጻወት ኣላ። ባህላዊ ኽዳውንቲ እንተላይ ናይ ርእሳ መጐልበቢ ተኸዲና ኣላ።

ውሽጣዊ ክፍሊ ባህላዊ ቤት መግቢ ኢትዮጵያ። ዲዛይን ናይቲ ቤት መግቢ ካብ ዕንጨይቲ፡ ጭቃን ተፈጥሮኣዊ ንብረትን ዝተሰርሐ ኮይኑ፡ቆርቆሩኡ ብኸፊል ካብ ቆርቆሮ ዝተሰርሐን ብዕንጨይትን ባምቡላን ዝተሸፈነ እዩ። ዲዛይን ባህላዊ ኣኽሱማዊ ወይ ትግራይ ቅዲ ህንፀት (ህድሞ) ዘንፀባርቕ እዩ።

ኣብ ከለላ ተኽሊ ዘሎ ክላሽን ኣብ ማእገሩ ዝገበረ ዝመስል ሰስ ኣብ ዓይኒ ካሜራ ኣትዩ ኣሎ፡፡ እዚ ሰብ ናብ ዓይኒ ካሜራ ክኣቱ ዝተገበረሉ ምኽንያት እንታይ ይኸውን?

ፋብሪካታት ቢራ ካብ ዝዳለዉዎም ቢራታት ብተወሳኺ ድራፍት ዝበሃል ንካልኣይ ግዜ ዝተፀሙቐ መስተ የዳለዉ እዮም። እዞም መስተታት ብናይ ባዕሎም በሪሚል (መትሓዚ) ተዳልዮም ናብ ተጠቀምቲ ብቀጥታ ይቅድሑ።

በለስ ብምልኩዕ ኣቀማምጣ ተደርዲሩ እኒሀ፡፡ በለስ ኣብ እዋን ክረምቲ ዝበቑል ኣዝዩ ምቑር ፍረ እዩ፡፡ እዚ ፍረ ብዋናነት ብበዝሒ ኣብ ምንታይ ከባቢ ይርከብ?

እዚ ኣብ ቅድሚት ብጽፉፍ ዝተዘርግሐ መሶብ እንጀራ ኣሎ። ብዙሓት ቆጽሊ ብሓባር ተደራሪቦም እዮም፣ ኣብ ላዕሊ ዘሎ እንጀራ ጻዕዳ ኮይኑ ቁሩብ ግራጭ ሕብሪ ኣለዎ። ኣብ ድሕሪት ድማ ዓበይቲ ናይ መግቢ መስርሒ ፎርኖታትኣብ መንደቕ ተቐሚጦም ኣለዉ።

ኣብዚ ማይ ሓደ ዓቢ ቱቦ ክሕንበብ ይረአ። እቲ ቱቦ ቀጠልያን ጻዕዳን ቀለም ዝተለኽየ ኮይኑ፡ኣብ ወሰናስኑ ንኣሽቱ ተኽልታትን ቆጽልን ተተሓሒዙ ይርከብ። እቲ ማይ ንጹር ስለዘይኮነ፡ ኣብ ውሽጡ ንኣሽቱ ቆጽልን ሑጻን ይረአ። ኣብ ልዕሊኡ ሓንቲ ነጥቢ ብርሃን መብራህቲ ኮይና ትረአ።

እቶም ዝተራእዩ ሰባት ኣባላት ማሕበረሰብ ኢትዮጵያ ኮይኖም፡ ባህላዊ ክዳን ተኸዲኖም ኣብ ቅድሚ ሓደ ዓቢ ገረብ ደው ኢሎም። ሰባት ይረኣዩ፣ ኩሎም ባህላዊ ዝመስል ክዳን ተኸዲኖም። እቲ ክዳን መብዛሕትኡ ግዜ ግራጭ፡ ጻዕዳን ጸሊምን እዩ።

እዚ ዝረአ ዘሎ ምስሊ ኣብ ጎቦታት ዝበዝሖ መሬት ዝተተኽሉ ብዙሓት ኣግራብ ኣሕምልቲ ዘርኢ እዩ። ካብዚኦም ሰባት ደው ኢሎም ክዕዘቡ ይረኣዩ ኣለው።

ጽዑቕ ናይ ደገ ዕዳጋ እዩ። ብዙሓት ሰባት ኣብ ዕዳጋ እናተንቀሳቐሱን ኣቑሑት እናቕረቡን ይረኣዩ። ከም እኽሊ ዝኣመሰሉ ፍርያት፡ ኣብ ጻዕዳ ቦርሳ ተዓሺጎም፡ ንመሸጣ ኣብ መሬት ተሰሪዖም ይርከቡ። እቲ ከባቢ ብደረቕ ጽርግያን ቀለልቲ ህንጻታትን ዝተኸበበ እዩ።

ኣብ ኢትዮጵያ ክልል ዓፋር ዝርከብ ሜዳ ሃይድሮተርማል ዳሎል መስተንክር መልክዓ ምድሪ እዩ። እቲ ከባቢ ኣዝዩ ውዑይን ጸሓያውን ኮይኑ፡ እቶም ከም ብጫን ቀጠልያን ዝኣመሰሉ ሕብራዊ ቅርጺታት ድማ ካብ ጨውን ማዕድናትን ዝተሰርሑ እዮም።

ኣብቲ ምስሊ ናይ ማይ ገንእን ብሎኬትን ዝፀዓና ክልተ ናይ በቕሊ ጋሪታት ይርአያ ኣለዋ፡፡ ኣብ ናይ ህንፃ ስራሕቲ ጋሪ ዘለወን ረብሓ እንታይ እዩ?

እዚ ቤተ መቕደስን ብዓበይቲ ኣእማን ዝተሰርሐ መንደቕን የርኢ። ብጸጋም ኣብ ላዕሊ ቀጠልያ ዶብ ዘለዎ ቤተ መቕደስ ድማ ብላዕሊ ቀጠልያዶብን መስኮትን ዘለዎ፣ ኣብ ላዕሊ ብመስቀል ዝተሸፈነ ቀጠልያ ምልክት ይርአ። ብሓጺን ዝተሰርሐ መጋረጃ ዝተኸበበ መንደቕን ቀጠልያ ተኽልታትን ኣብ ቅድሚት ይራኣዩ።

ኣብ ትሕቲ ኣዝዩ ልሙዕ ደን ዝተደኾነት ንኡሽተይ ከተማ ትርአ ኣላ፡፡ ናይዛ ከተማ ዝርያ ለምለም እዩ፡፡ ስለዚ ከዓ ፍሉይ ፅባቐ ወኒና ትርአ ኣላ፡፡

ኣብ ክልል ትግራይ ኢትዮጵያ ዝካየድ ውድድር ቅድድም ብሽክለታ፣ ብዙሓት ተቐዳደምቲ ብሽክለታ ኣብ ሰፊሕ ኣስፋልት ጽርግያ ክወዳደሩ እንከለዉ፡ ኣብ ወሰን ጽርግያ ደው ኢሎም ነቲ ውድድር ይዕዘቡ። እዚ ውድድር ኣብ ምዕባለ ቅድድም ብሽክለታ ክሳብ ክንደይ ኣገዳሲ እዩ?

ዕስለ ወይኒ ፍረታት ቀጠልያ፡ ቀይሕን ሐምላይን (ጸሊም) ሕብሪ ዘለዎም ኮይኖም፡ ብሓባር ዝተሓዋወሱ እዮም። ድሙቕ ሕብርታት እዞም ዕስለታት ጽማቝን ጥዑማትን ፍረታት ምዃኖም ይሕብር። ብቋንቋ ኣምሓርኛ "ወይኒ" ዝብሃል ዓይነት ፍረ እንታይ ይበሃል?

ኣብ ሓምላይን ደረቕን ሳዕሪ ኣብ ዝተሸፈነ መሬት ኣራዊት ኣሎ። እዚ ኣራዊት እዚ ኣንበሳ እዩ፣ ዓበይትን ነዊሕን ጸጕሪ ዘለዎ። ጸጉሩ ቡናውን ወርቃውን ሕብሪ ዘለዎ ኮይኑ፡ ካብ ርእሱ ክሳብ ክሳዱ ብብዙሕ ጸጉሪ ዝተሸፈነ እዩ።

ብድሕሪት ካልኦት ተኽልታትን ሰማያዊ ሰማይን ይረአ፡ እዚ ድማ እቲ ግራት ምግቢ ዝራእቲ ልሙዕ ሽጉርቲ ምዃኑ የረጋግጽ። ስካሊዮን ኣብ ባህላዊ ምግቢ ኢትዮጵያ ክሳብ ክንደይ ይጥቀምን ኣብ መኣዛዊ ረብሓታቱ እንታይ እዩ?

እዚ ብለይቲ ዝካየድ ዓቢ ሃይማኖታዊ ምትእኽኻብ ዘርኢ እዩ። ብዙሓት ሰባት ጻዕዳ ክዳን ተኸዲኖም ኣብ ኢዶም ጥዋፍ ዝሓዙ ኮይኖም፡ እዚ ድማ ኣብቲ ከባቢ ጽቡቕ ብርሃን ይፈጥር። እቲ ምትእኽኻብ ኣብ ከባቢ ብእምኒ ዝተቐርጸ ጥንታዊ ቤተ ክርስቲያን ዝካየድእዩ።

ኣብ ክልል ትግራይ ኣብ ጥቓ ከተማ ውቕሮ ቒርቆስ ዝርከብ፣ ታሪኻዊ ውቕሮ ቒርቆስ ከውሒ ዝተቖርፀ ቤተክርስትያን እዩ። እዛ ቤተ ክርስቲያን ሓንቲ ካብተን ጥንታውያን ኣብ ከውሒ ዝተቖርጻ ኣብያተ ክርስቲያናት ኢትዮጵያ እያ።

እዚ ሓያሎ ቅርጺ ማዕጺድ ዘለዎም መቑረጺ እኽሊ ኣብ ሓደ ቦታ ተደራሪቦም የርኢ። ሓጺን ኣስናን ዘለዎም መንኮርኮሮምን ዕንጨይቲ መትሓዚኦምን ብንጹር ይርአ። እቲ ቦታ ዕዳጋ ዝካየደሉ ቦታ ምንባሩ እውን ምፍላጥ ጠቓሚ እዩ።

እቲ ከባቢ ደረቕን ሓመድ ዝበዝሖን ናይ ህንጻ ቦታ እዩ። ኣብ መሬት ኵምራ ሓመድን ፍርስራስ ህንጻን ሻምብቆታት ሓጺንን ኣሎ። ኣብ ድሕሪት ድማ ዝያዳ ህንጻታትን ኣለዉ። እዚ ፕሮጀክት ህንጻ መንበሪ ድዩ ወይስ ንግዳዊ?

ኣብ እዋን ቀውዒ ድማ ሰባት እቶም ኣብ እዋን ክረምቲ ዝዘርእዎም ዝራእቲ ምስ ደረቁ ዝዓፅድሉን ናብ ዓውዲ ቦታታት ዘጓዓዓዝሉን ኣብቲ ዓውዲ ዝወፅኣሉ ቦታ ድማ ዝዘብጥሉን እዋን እዩ።

ኣብ ሕብራዊ ጨርቂ መንጸፍ ወይ መሸፈኒ ዓራት ደቂሱ ዝነበረ ሰብ እግሪ፡ ኣብ ጥቓ እግሪ ድማ ንእሽቶ ብረት ዝሰርሕ ነገር የርኢ። እዚ እንታይ ይውክል?

ኣብ መደርደሪ ድኳን ዝተፈላለዩ ምግብታትን መስተታትን የርኢ። ኣብ ማእከል ሽኮር ቴምብር ኣብ ንጹር ፕላስቲክ ቦርሳታት ተዓሺጉ ይርከብ። ኣብ ድሕሪትን ብጎኒን ካልኦት ዝተዓሸጉ ምግብታት (ከም ፍረታት)ን ቆርቆሮ ጽማቝ ኣራንሺን ዶ ይራኣዩኹም ይህልው?